እዚ ናይ ቀደም ወለድታትና ፀጉሪ ንምቁማጥ ብላማ ገይሮም ጨጉሪነቲ ዘውግድሉ መንገዲ ኮይኑ ምልፃይ ብምባል ይፍለጥ፡፡ ቀደም ወለድና ኣበ እዛ ቅድሚት ብቻ ንእሽተይ ጨጉሪ ይገድፉ ነይሮም፡፡ ንሳ እንታይ ትባሃል?

ሙዚቃ ብሓፀርቲ ቃላት ጌርካ ብዙሕ መልእክቲ ዜማ ብዝተሓወሶ መንገዲ ንእዝንና ብዝምቹ መንገዲ ገይሩ ዘመሓላልፈልና መልእኽቲ መሕለፊ ሓደ መንገዲ እዩ። ብዙሓት መሳርሒ ሙዚቃ ድማ ኣለዉና ።ኣብ ኢዶም ሕዞምዎ ዝነሄዉ ዓይነት ሙዚቃ እንታይ ብምባል ይፍለጥ ?

እዚ መሰረታዊ ግልጋሎት አብ መቐለ ዝርከብ መሰቦ ብምባል ዝፍለጥ ኮይኑ ስሚንቶ ብምምራት ንማሕበረሰብ ዘከፋፍል ወይ ንዕዳጋ ዘቕርብ ትካል እዩ። ስሚንቶ እንታይ እንታይ ጥቕሚ አለዎ?

እዚ ኣብ ምስሊ ዝነሄ ናይ ዱር እንስሳ ኮይኑ ፀላኢ ኣብ ዝመፀሉ እዋን በቲ ኣብ ዝባኑ ዝነሄዉ በላሕቲ ዝመስሉ ከም መርፍእ ባላሕቲ ወይ ከም መስፈ በላሕቲ ዝኮኑ ኣፅዋር ዝሓዘ ኮይኑ ፀላኢ እንትመፅእ ብኡ የጥቅዕ፡፡ እዚ እንስሳ እዚ እንታይ ይባሃል?

እዚ ኣብ ምስሊ ንሪኦ ዘለና ጥረ ነገር ሽኮር ይባሃል። ሽኮር ብዙሕ ጊዜ ካብ ሽኮር ኣገዳ ዝስራሕ ኾይኑ ብዙሕ ጊዜ ንመምቀሪ ወይድማ ንመጥዐሚ ንጥቀመሉ እዩ። ኣብ ከባቢና ሽኮር ንምንታይ ንምንታይ ጥቕሚ ይውዕል?

ደርፊ ስምዒትና ብቐሊሉ፣ ብውሕዳት ቃላት ገይርና ንማሕበረሰብና ንገልፀሉ ደስታና፣ ሓዘንና፣ ጓሂና፣ ኩሉ ነገርና ንኻልእ ሰብ እነካፍ ነካፍለሉ መንገዲ ኮይኑ ካፍቶም ውርያት ዝበሃሉ ደረፍቲ ሓደ ጥቀስ?

እዚ እፅዋት ስሮም ኣናእሽተይ ኮይኖም ንታሕት ኣዕርዮም ስር ስለ ዘይሰዱ ኣብ ንኡሽተይ ኣቅሓ ሓመድ ገይርካ ኮስኪስካ ዝዓብዩ ተኽሊታት እዮም፡፡ ናይዚ ኣብዚ እኒU እፅዋት እንታይ ይብሃል ፡፡

እዚ እንሪኦ ዘለና ገዛና ካብ ሌባ ካብ ሰራቂ ግልፂ ንደገ ካብ ምኳን ከሊሉ ንደገ ከይነርኢ ዝገብረልና ማዕፆ ዘለዎ እንታይ ኢልና ንፅዎዖ?

እዚ ተስፋይ ስራሕቲ ፀጉርን ደቂ ተባዕትዮ ዝበሃል ንደቂ ተባዕትዮ መልካዓት ክኮኑ ፀጉሮም ብምስትክኻል ግልጋሎት ዝህብ ናይ ውልቀ ሰብ ግልጋሎት ኮይኑ ኣብ ውሽጠም እንይት እንታይ ስራሕ ይካየድ?

እዚ እንሪኦ ዘለና ሓወልቲ ብምባል ዝፍለጥ ኮይኑ ኣብ ጥቓ ንግስተ ሳባ ትርከብ ናይ ቤተ መንግስቲ ንግስተ ሳባ ዝርከብ ኮይኑ ንግስተ ሳባ ዝርከበሉ ዓዲ ኣበይ እዩ?

እዚ ሮኮቦት ኢት ፍሩቶ ሮኮቦት ቤት ፅማቒ ብምባል ዝፍለጥ ኮይኑ ዝተፈላለዩ ዓይነት ኣትክልቲ ብጥሪኡ ወይ ድማ ፀሚቖም ብምሻጥ ገቢ ዝርኽብሉ እንትኾኑ ካብ ኣትክልቲ ዝርከብ ጥቕማጥቕሚ እንታይ እዩ?

እዚ ኣብ ምስሊ እትርእዎ ዘለኩም ካብ ዓይነታት ኣዕዋፍ ሓደ ኮይኑ ምዝራብ ዝክእል እቲ ዝተዛረብካዮ ድመፂ ሰሚዑ መሉሱ ንዓካ ክዛረበካ ዝክእል ዓይነት ዒፍ ኮይኑ ሽሙ እንታይ ብምባል ይፍለጥ?

እዚ ኣብ ምስሊ እትሪእዎ ዘለኹም ቦታ መሰረታዊ ግልጋሎት ዋሃቢ ኮይኑ ብሃይማኖት ዝተታሓሓዘ ኾይኑ መብዛሕትኡ ማሕበረሰብና ከይዱ ምስ ፈጣሪኡ ዝራኸበሉ፣ ጭንቀቱ ፣ደስትኡ፣ ሓዘኑ ዝገልፀሉ ዘመስግነሉ ቦታ ኾይኑ ሽሙ እንታይ ብምባል ይፍለጥ?

እዚ አብ ምስሊ እንሪኦ ዘለና ብሓፂን ዝስራሕ ታሕቱ፣ ላዕሉ ድማነይ መጎጎ ፣ላዕሉ መኽደን ገይርካ አብ ውሽጡ ሓዊ ብምቅፃል ዕንጨይቲ ገይርካ ምግቢ ነብስለሉ እዩ፡፡ አብ ውሽጡ ዝበስል ምግቢ እንታይ ይበሃል?

እዚ አብ ምስሊ እንሪኦ ዘለና ጎቦ ፀሓይ ዓራርቦ ተክልታት ንእሽተይ ቁሸት ወይ ንእሽተይ ናይ ገጠር ከተማታት ዝረአ ቦታ ኮይኑ ሽሙ እንታይ ብምባል ይፍለጥ? ወይ ድማ ናይቲ ዓዲ ሹም እንታይ ይበሃል?

እዚ ኣብ ምስሊ እትሪእዎ ዘለኹም ነገር ቅርሲ ብምባል ይፍለጥ ።ቀደም ናይ ቀደም ሰባት ዝሰርሕሉ ዝጥቀምሉ ዝነበሩ ኣቕሑ ብምሓዝ ክሳብ ሎሚ ናይ ቀደም ሰባት ከመይ ኣነባብረኦም ሂወቶም ከመይ ከምዝነበረ ዝገልፀልና ነገር እዩ፡፡ ነዚ ኽሪእዎ ዝኽእሉ እንመን እዮም?

እዚ ካብቶም ሓደ መዘናግዒ ወይ መፃወቲ ንመንእሰያት ኮይኑ ቢንጎ ብምባል ዝፍለጥ ዓይነት መፃወቲ ወይ መዘናግዒ መናእሰይ ኮይኑ፣ አጠቃቅምኡ ወይ እጨዋውትኡ ከመይ እዩ?

እዚ ኣብ ምስሊ እንን እንሪኦ ዘለና ነገር ሰባት፣ እንስሳ፣ ኣቑሑ ካብ ሓደ ቦታ ናብ ካልእ ቦታ ብዝቐልጠፈን ብዝቐለለን መንገዲ ዘብፅሐልና ኾይኑ እዚ ንብረት እዚ እንታይ ብምባል ይፍለጥ?

እዚ መዘናጊዒ ቦታ ኮይኑ ዓበይቲ ኣናእሽተይ ቆልዑ ብምካድ ዝዝናግዕሉ ቦታ እዩ ።ብተወሳኪ ኣብኡ ዝሰርሑ ሰራሕተኛታት እንታይ ብምባል ይፍለጡ?

እዚ ካብ ዓይነታት ዕፁባት ሓደ ኾይኑ ሳሓቢ ሳሓቢ፣ ማራኺ ሕብርን ቅርፅ ዘሎዎ ኾይኑ ንዓይኒኻ ከም ዝማርኽ ዝወቅል ዓይነት ተኽሊ ገፅካ ገዛ ገዛኻ ንመመላኽዒ ንጥቀመሉ ኾይኑ ዕንበባ ብምባል ይፍለጥ። ዕንበባ ብኸመይ ዓይነት መንገዲ ይራብሑ?

እዚ ኣብ ምስሊ እንሪኦ ዘለና ቆልዑ ብቋንቋ ትግርኛ ፊደላት፣ ቃላት ትርጉም ምስሊ ብምርኣይ ናይ እንስሳ ሹማት ብዙሕ ነገር ዝፈልጥሉ ኣብ ሓደ ተኣከበ ኾይኑ ከም ደፍተር ተጠሪዙ፣ ተሓቲሙ ማሕበረሰብ ዘገልግል እንታይ ብምባል ይፍለጥ?

እዚ ኣብ ምስሊ እትሪእዎ ዘለኹም መጋየፅታት ብመብዛሕቲኡ ጊዜ ደቂ ኣሸንዳ ዝለብስኦ ዝገብርኦ ኣብ ማዕተበን ዝኣስርኦ ኾይኑ ሽሙ እንታይ ብምባል ይፍለጥ?

እዙ ኣብ ምስሊ እትሪእዎ ዘለኹም ወርቂ ብምባል ዝፍለጥ ክቡር መዓድን ኮይኑ መብዛሕቲኡ ግዜ ኣብ ትግራይ ደቂ ኣንስትዮ ንዝተፈላለዩ ጉዳያት መመላክዒ መጋየፂ ዝጥቀማሉ እንትኾን ኣብ ምንታይ ኣብ ምንታይ ይጥቀማሉ ከ?

እዚ ኣብ ምስሊ እንሪኦ ዘለና ካፍቶም እምነት ተኸተልቲ ሃይማኖት ክርስትና ዘምልኽዎ ኣባ ኾይኖም ሽሞም መን ብምብሃል ይፍለጡ?

እዞም አብ ምስሊ እትሪኢዎም ዘለኩም ሰባት ክፋል ናይ ማሕበረሰባትና ኮይኖም ሂወቶም አብ ሓደጋ ገይሮም ለይትን ቀትርን ናዓና ካብ ሌባ፣ ካብ ሽፍታ፣ ካብ ብዙሓት ነገር ዝከላከሉ ኮይኖም ሹሞም እንታይ ብምባል ይፍለጡ?

እዚ ኣብ ትግራይ ዝርክብ ማሕበረሰብ ኩሉ ካብ ናይ ቀደምናይ ጥንቲ ኣካዳድና መፀበቅን ተጠቅሞ ዘተሳኣሉ ሰበት እዮም እነአዉ። ካብቶምተጠቅሞምዎም ዘለዉ መፀበቅቲ ዓይነት ክዳዊነትን ጥቀሰ?

እዚ ኣብ ምስሊ እትርእዋ ዘለኩም ጓል ኣንስተይቲ መርዓት ብምባል እትፍለጥ ኢዳ ተሓኒና፣ ፀጉራ ተሰሪሓ፣ መጓየፂ ጌራ ሓበሻዊ ዝኾነ ክዳን ወይ ደሞኒ ጥልፊ ብምባል ዝፍለጥ ክዳን ጌራ፣ እቲ ኣብ ኢዳ ዝንሄ ሒዛቶ ኣቕሓ እንታይ ብምባል ይፍለጥ?

እዚ ደቂ ኣነስትዮ ዝመላኻዓሉ ወይ ፅቡቓት ንኽኾና ዝጥቀማሉ ቁኖ ዝቑነንኦ ኢድ ውን ፅፍሪ ዝስርሓሉ ሓዱሽ ወይ ናይ ካልእ ፅፍሪ ኣምፂኻ ምትካል እንታይ ይበሃል?

እዚ ኣብ ምስሊ እትሪእዎ ዘለኹም ቦታ ሰባት ንኽዘናግዕሉ፣ ሻሂ ቡና ክብሉ ወይ ዝኾነ ምግቢ ንኽጥቀሙ ዝኸድዎ ቦታ ምስ መሓዝኦም፣ ምስ ቤተሰቦም፣ ምስ ፍቕረኝኦም ዝኸድዎ ቦታ ኮይኑ እንታይ ብምባል ይፍለጥ?

እዚ ኣብ ምስሊ እንሪኦ ዘለና ናይ ቀደም ወለድታትና ናይ ጨጉሪ ኣሰራርሓ ዝጥቀማሉ ዝነበራ ሎሚ ፀጉሪ ኣድጊ ማዕቢሉ እቲ ዉሽጡ ኣብ ሓሙሽተ መቂልካ ፍሩይ ጌርካ ዝቁነንን ኮይኑ ሽሙ እንታይ ብምባል ይፍለጥ?

እዚ አብ አክሱም ዝርከብ ኦርጋኒክ ጁስ ዝብል ሽሙ ጁስ ብምፅማቅ ናብ ህዝቢ ዘበርክት ናይ ግሊ ትካል ኮይኑ አበይ ከባቢ ይርከብ?

እዚ ኣብ ምስሊ እንሪኦ ዘለና ዓይነት ምግቢ መብዛሕቲኡ ግዜ ኣብ ዓበይቲ ሸቐጣሸቐጥ ዝሽየጥሉ ቦታ ዝርከብ ኮይኑ መብዛሕቲኡ እዋን ኣስላሞት ኣብ ፆም ኔሮም ዝበልዕዎ ምግቢ እንትኾን እንታይ ይብሃል ሽሙ?

እዚ ኣብ ምስሊ እንሪኦ ዘለና ፅሟቐ ብምባል ዝፍለጥ ኮይኑ ካብ ዝተፈላለዩ ፍራፍረታት ብምስራሕ ንማ/ሰብና ዘግልግል እዩ፡፡ ኣብዚ ዝተቐምናሉ ዓይታት ፍራፍረ እንታይን እንታይን እዮም?

እዚ ኣብ ከተማ ኣክሱም ዝርከብ ኮይኑ እንዳ ስፌታ፣ እንዳ ኤለትሪክ መሳርሒ፣ ጎማ ሳይክል መዐረዪ እዚኦም ዝሰርሕ እንታይ ይበሃል?

እዚ ኣብ ምስሊ ንርኦ ዘለና ካብቶም ሓደ ስነ ህንፃ ኮይኑ ሓመድ ዝነበረ ብላዕሊኡ ብቅርፂ ዘለዎ ኣእማናት ደርዲርካ ንእግረኛ ኩሉ ተመቺ ምግባር እዚ ዝተሰርሐሉ ካብ ምንታይ እዩ?

እዚ ካብቶም ናይ ቀደም ሓደ ንትምህርቲ መውሀቢ መንገዲ ወይ ደሞ ቤት ትምህርቲ እዩ ።ቀደም ብዳስ ኣብ እምኒ ከፍ ኢልካ እዩ ዝመሃር ነይሩ ።እዚ ዝኾነሉ ምኽንያት ንምንታይ እዩ?

እዚ ኣብ ምስሊ እትሪእዎ ዘለኹም ኣርማ ኣብ ትግራይ ኮይኑ ብዙሕ ግዜ ናይ ማሕበረሰባት ችግር፣ ሓሳብ ኩሉ ዝገልፀልና ብመስኮት ቴለቨዥን መሊሱ ንማሕበረሰብ ዘመሓላልፈልና ትካል ኮይኑ ሽሙ እንታይ ብምባል ይፍለጥ?

እዚ ተኸተልቲ እምነት ሃይማኖት ክርስትና ዝጥቀምሉ ሰብ ድሕሪ ምሟቱ ናብ ቤተ ክርስትያን ወሲዶም ዝቐብሩሉ፣ ፍትሓት ዝገብሩሉ መንገዲ ሓደ እዩ፡፡ እዚ መንገዲ እዚ እንታይ ብምባል ይፍለጥ?

እዚ ኣብ ምስሊ እንሪኦ ዘለና ካብ መጋየፅታት ሓደ ኮይኑ ማዕተብ ብምባል ዝፍለጥ ብተኸተልቲ ሃይማኖታት ዝኾኑ ኣብ ክሳዶም ንእምነቶም መግለፂ ኣብ ክሳዶም ኣንጠልጢሎሞ ዝኸዱ ማዕተብ እዩ፡፡ እዚ ማዕተብ ናይ ምንታይ ሃይማኖት ተኸተልቲ ይገብርዎ?

ካብ ዓይነታት እፅዋት ሓደ ኮይኑ እዚ እፅዋት እዚ ካብ ፍቶም ካልኦት ፍልይ ዘብሎ ክልተ ዓይነት ፆታ ዘለዎ እዮም። ወድን ጓልን እንድሕር ኮይኖም ብቻ እዮም ከፍርዩ ፍረ ክህበና ዝክእል። እዚ ዓይነት ተኽሊ እንታይ ብምባል ይፍለጥ?

ተመዛበልቲ ማለት ሕ/ሰብና ካብቲ ዝነበርዎ ቦታ ብዝኮነ ምክንያት ብድርቂ፣ ብውግእ ፣ብጥምየት፣ ብካልእ ዝተፈላላዩ ነገራት ካብቲ ዝነብሩሉ ዓዲ ተንቃሳቅሶም ናብ ካልእ ናብ ጥቅኦም ዝርከብ ዓዲ ክከዱ ተመዛበልቲ ብምባል ይፍለጥ:: ኣብነት ኣብ ትግራይ ካብ ዝርከቡ ተመዛብልቲ ሓደ ክልቲ ጥቀስ?

እዚ አብ ምስሊ እትሪኢዎ ዘለኹም ዕሹጋት ነገራት መብዛሕትኡ ግዜ አብ ዓበይቲ ሸቀጣ ሸቀጥ መሸጢ ቦታታት ዝርከብ ኮይኑ፤ ንማሕበረ ሰብና አዝዮም ጠቐምቲ ዝኾኑ ነገራት ዝሓዘ እዩ፡፡ አብ ውሽጡ ዘለው ነገራት እንታይን እንታይን እዮም?

እዚ ኣብ ትግራይ ካፍቶም ዝርከቡ ፅቡቃት ንመስሕብ ቱሪዝም ዝኾውን መልክዕ ደስ ዝብል ትርኢት ዘለዎ ጎቦ ኾይኑ ኣብ ምንታይ ከባቢ ይርከብ ?